ኣካዳድና ቕርፂ ናይ ትግራይን ኣካዳድና ቅርፂ ናይ ሃረርን እዩ እዙይ ኣቤት ትምህርቲ ኾይኑ ኣዲታትና ሕዋትና ባህለን እና ኣካዳድንን ዝገልጻሉ እዩ።

እዚ ንሪኦ ዘለና ታፔላ እዩ። እዚ ታፔላ እዙዬ ካዓኒ ኣብዚ ከባቢ ፋብሪካ ሳሙና ዴተርጀንት ፋብሪካ ከም ዘሎ ይሕብረልና ማለት እዩ።

እዙ ኣብ መጕዓዝያን ተሽከርከርትን ዝርከብ ምልክት እዩ እዙይ ምልክት እዙይ ድማ ተሳፈርቲ ኮፍ ዘይብልሉ ቦታ ምዃኑ ዝሕቡር ዓይነት እዩ።

ጲዛ ዓይነት ምግቢ እዩ። እዛ ዓይነት ምግቢ እዙይ ከም ቂጫ እዛ ዓይነቱ ኣብ ልዕሊኡ ዝተፈላል እዩ ዓይነት ኣትክልታት ተገይርዎ ንምግብነት ዝውዕል እዩ።

ዘመናዊት መሣርሒት ሕርሻ እዛ ዘመናዊት መሣርሒት ሕርሻ ፍልሹማ ተራክተር ትበሃል መሬት ወይ ከዓ ባይታ ንምሕራስ ንጥቀመላ እያ::

እዙ መሣርሕ ጽሕፈት እዩ እዝመሣርሕ ጽሕፈት ፍልሹሙ ኸዓ ቢሮ ንብሎ ንምጽሓፍ ንጥቀመሉ መስታወሻ ንጽሕፈሉ እዩ።

እዝ ኣርማ እዩ። እዝ ኣርማ ዝ ኸዕኒ መለለይ ምልክት ናይ ኢቲዮጴያ ብሔራው ባንክ መለለይ ኣርማ እዩ። ምልክት እዩ።

እዙ ኣቶም እክዋት ሰባት እዮም እዞም እክዋት ሰባት እዙይኣቶም ከዓ ሥደተኛታት እዮም እዞም ሥደተኛያት እዚኦዮም ናብ ዝኾነ ነገር እንዳተ ዓዘው ወይከዕንዳኸ መልከቱ እንርየም ኣለን።

እዙ መጎዓእዝያን ትራንስጶርትን እዩ ኣብዙይ ከዓ ብዙኃት መኪና ደው ኢለን ወረፋሒዘን ናብ ጕዕዞ ሊንቃሣኣሳኸም ዘለዋ ኣይኅብር

እዙ መሣርሕ እዩ እዞም መሣርታት ኦም ከዓ ሓረስታይ ዝትቆምሎም እዮም ከም ዕርፊ ነዊት ኣርዑት ቀራቕሮ ዝኣመሰሉ እና ኣብኡዋን መሓረስ ዝእጥቖምሎም መሣርሕታት እዮም ሰብይን ተሓረሰ እዩ::

እዝ መጋያጽ እዩ እዝ መዝእ መጋያጽ ዝ ኸዓኒ ሓደ ወዲ ንኣፍ ቃሪቱ ዘይተጸብየቶ ንፍቕሪ ክትምርዐዉን ዲኺድ ኣብ ዝብለእዋን ዘትቆመሉ መጋያጽ እዩ።

እዙ ጥበብን ባህልን እዩ እዝ ጥበብን ባህልን ከዓ ኸም እሽክቱ ብተማሕሣል ከዓ ዘላ ቖልዑ ት ፃውንቲ ዝወትኦ ብህሊ መግለጽ በሃል እዩ።

ምግቢቤት ምግቢቤት ማለት ወድ ሰብ ኣብ ዝጠሜየሉ ሰዓት ኣትዩ ዝምገበሉ እዩ ንኣብነት እዙይ ናይ ንሥጋ ዓይነት ምግቢ ዝኃዘ ገዛ እዩ።

እዚኣ ኣርማ እያ ማለት ምልክት መፍለይት ምልክት እያ እዛ መፍለይት ምልክት እዚ ኸዓኒ ናይ ኢትዮጵያ መካላክያ ሠራዊት መደለይት ኣርማ እያ::

ፊንጃል ማለት ናይ ገዛ መሣርሒ ኣቕሓ እያ እዛ ኣቕሓ እዚኣ መስታተይ ቡና ንጥቀመላ ብፃዕዳ ሕብሪ እና ዝተፈላለዩ ሕብሪ ዘለዋ መስተይት ቡና እያ።

እዙ መኪነያን እዘን መኪና ዘን ከዓብ ወታደረዊ መኪንያን እዘን ወታደራ መኪና ናይ ማኽበርቲ ፀታ ሕጊ ኣኽበርቲ ፌድራል ጶሉስ ትቆምለን መኪና እየን።

እዙ ተምሃሮ ሕፃውንቲ ተምሃሮ እዮም እንዳተማያየጡ ይርከቡ ኣብ ማእዲ ትመርቲ ኮይኖም መጽሓፎም እንዳተራዳድኡ እናንበቡ ይርከቡ::

እዚ ኣብዚ ምስሊ እንዕዘቦ ዘለና ገዛ እዩ። መንበሪ ገዛ። እዚ መንበሪ ገዛ ኸዓ ባህላዊ መንበሪ ገዛ ካብ ቃንጫን ኦምን ዝተሰርሐ ላዕሉ ካብ ቃንጫ ዝተሰርሐ ማለት እዩ።

እዙ መጋያጽ እዩ እዝ መጋያጽ እዝ ኸዓ ደቀንስትዮ ኣብቲሳድን ኣብ እዝነን ዘገብርኦ መጋያጺ ፍሉሹሙ ኸዓ ወርቂ እዩ።

እዙ ሳምናዮ ዝሳምና ዝኸዓ ናይ ነፍሲ ሳምና እዮ ።ላክስ እና ላይፍ ቦይ ዝበሃል ሳምና እዮ።

ህበይ ማለት እንስሳያ እንስሳ ዘገዳምያ ካብ ወዲ ሰብ ርሒቓ ኣብ በረኻ እትነብር እያ እዛ እንስሳ እዚ ኸዓኒ ብዕስለ በሓደ ኮይና ትነብር እያ::

ናይ ሕፃውንቲ ምግብን ናይ ሕፃውንቲ መካላኸሊ ሽንቲ የኾን ፍታን ዓብዪ ድንኳን እዩ እዙይ ማለት ከዓ ዝሽየጠሉ ዕዳጋ እዩ።

እዙይ ኣብሕትዩ ዝዉሕ ናይ ቢሮ ኣዉሕድ እዞም ናይብሮ ኣሕድ ም ከዓ ኸምን ተሽከጋርዎ እምበር ጠረቤዛ ኣላብቶኦብ ዝኣመሰሉ ዘርክብዎም እዮም።

እዙይ ዓይነት እፅዋት እዩ። ፍሉይ ስሙ ኸዓ ሞሞና ይበሃል። ዓንካዓንካ ዝበሃል ፍረ ካዓ ኣለዎ ።ብፍላይ ከዓ ንኣጣል ፣ ን ኣጊዕ፣ ንጊመል ንምግብነት ዝውዕል ማለት እዩ።

መጋያፂ መጋያፂ ማለት ወዲ ሰብ መማላኽአ ዝጥቖመሎም ነገራት እዮም ንኣብነት ከም ሶቝሩ ዝበለ ኣብ እዝንኻ ዝግበር መማላኽአ ሓደ ተገላጺ እዩ።

ሽጉርቲ ማለት ዓይነት ዝርኣት እዩ ማለት ተኽልእዩ እዝ ተኽሊ እዙይ ተዘሪኡ ዝበቁል ኮይኑ ኣብ መስኖ ዘራእ ኮይኑ ከም ን ጸብኂ ዘገልግል ዓይነት ዝርኣቲ እዩ።

ዕዳጋ ማለት ከዓ ኣዲታትና ኣትክልትን ፍራምረን እና ዝተፈረለዩ ነገራት ዝሸጣሉ እየ ንኣብነት ከም ድንሽ ፃዕዳ ሽጉርቲ ካውሎ ቄይሱር ጕዕ ዝመሰሰሉ ዝስየጠሉ ቦታ እዮ::

መጽሓፍ መጽሓፍ ማለት ዝተፈላለይ ጽሕፋት ስርከብዎ እዩ ንኣብነት ከምልብወለድ ኣብዙይ ኽንረኸለና ከኣድማስ ባሻገር ዝብል ናይ ብኣሉ ግርማ መጽሓፍ እዩ::

ዓይነታት ምግቢ ዝተፋላለዩ እንተኾኑ ንኣብነት ከም እንጀራ ዝተፈላለዩ ጸብሒት ይርካብ ኽትምጐቦ ትኽእል ሓደ ዓይነት ምግቢ ንባዕሉ እዩ።

እዙ ኻብ መግለጽታት ናይ ተኸተልቲ እምነት ክርስና እዩ እዙ መግለጺ እዙይ ከዓ ናይ መሣርሕታት ምዜቃ ኾይኑ በገና ይበሃል በገና ኸዓ ብኢድካ ዝውቓዕ ከም ክራር ዓይነት እዩ።

እዚ እንሪኦ ዘለና ማዕተብ እዩ፣ እዚ ማዕተብ እዙይ መስቀል ካብ ጥርቀለም ዝተሰርሐ መስቀል እዩ፡፡

ህበይ ሕበይ ማለት እሳዘገዳም ኮይና ማለት ኣ በርኻ ትነብር ኮይና ዘተፋላለዩ ፍረታት እና ኣኅምትታት እንዳተመገበት ትነብር ዓይነት እንስሳ ዘገዳም እያ።

እዚኣ ጢል በረኻ እትበሃል ፍሊሽ ማ ኸዓ ሜዳቝ እዚኣ እንስሳ ዘገዳም እያ ኣብ በረኻ እትነብር ንምግብነት እተውዕል ናይ በረኻ ጢል እንዳበልናምፂ ውዓ ሜዳቝ እያ።

እዙ መማላኽ መጋያጺ እዩ እዙ መማላኽ ዕዝ ከዓ ደቂ ኣንስትዮ ኣብ ኢግራን ዝገብርኦ መጋያፂ እዩ።

እዚ ኣቀማቅማ መልክዕ ፀጉሪ እዩ፡፡ ብፍሉይ ስሙ ከዓ ባንከር እንዳተበልና ንፅወዖ ማለት እዩ፡፡

እዚ እንሪኦ ዘለና ዕዳጋ እንዳጣውላ ኾይኑ ካብኡ ኸዓ ኣርማድዮ እንሪኦ ዘለና ማለት እዩ ብሓፈሻ እንዳፈርንቸር ኢልና ንፅወዖ ማለት እዩ።

እዙይ ኣትክልቲ ኾይኑ ዘትክልቲ እዝኸዓኒ ስላጣ ለሚን እዝ ለሚንእዝ ኸዓ ብምድብ ተመዲዩ ክሽየጥ ንኽሽየት ተዘርጊሕኹም ዘለዉ እዩ። ዘኅብረና ዘሎ።

እዚ እንርእዮ ዘለና ምስሊ ምልክት ወይከዓ ኣርማ እዩ። እዚ ኣርማ ከዓ ናይ ትግራይ ቴለቪዥን መለለዪ ኣርማ ማለት እዩ።

ተከርካርቲ ተሽከርከርቲ ማለት ከዓ ሕዝብታት ዘዘዘልገለን ካብዝን ናፍትን ዝንቃሣኣስሎን እየን ንኣውነት እዚኣተን ተምሃሮ ዝንቀሳዖስለን ካብ ቤትምህርቲ ናብ ገዞም ካብ ገዞም ናብ ቤትምህርቲ ዝንቃሳኣስለን ተሽከርከርቲ እየን።

እዚኦም ዓይነት ብሽኩቲ እዮም እዞም ዓይነት ብሽክት እዚይኦም ከዓኒ ብጥዕሚ ሽኮራዊ ዑጥዑም ጥዕሚ ዘለዎም ሽኮራዊ ብሽክኩ እዮም።

እዚኣቶም ኣትክልቲ እዮም እዞም አትክልቲ እዚኦም ከዓ ፍራምረ እዞም ፍራምረ ክዓ ፍሉይ ሽሞም ከም ባናና ፣ ማንጎ፣ ኣፕል፣ ፓፓየ ንዕዳጋ ቐሪቦም ከም ዘለው እዩ ዘመልክተና ዘሎ።

እዚኣ ሞዴል እያ፤ መርእያእያ። እዛ መርእያ እዚኣ ኸዓኒ ፋሽን፣ ቅዲ፣ ቅርፂ ክዳውንቲ ተፋልጥ ከምዘላ እዩ።

እዚ ዓይነት መስተ ዝኸዓ በዠባህላዊ ዓይነት መስተእኡ ካብ መዓር ዝሥራሕ ብርዙይ ኢልና ንፅውዖ ማለት ብርዙይ በሃል ካብ መዓር ሥራሕ እየ።

እዙይ መስተ እዩ እዙ ዓይነት መስተ እዙይ ጽሩይ ማይይላንድ ኾይኑ ወዲሰብ ንምስታይ ዝጥቕመሉ እዩ።

እዝ ናይ ገዛቕ ሓዩ እዝ ናይ ገዛ ኣቅሓ እዝ ኸዓኒ ሞስኮት ሓበሬታ ወይ ከዓ ተሌቤጅን ንብላ ማሎቲ ሓበሬታ ንረኽበላ እያ ኤለክትሮንክስ እያ።

ዓይነታትመስተ ዓይነታት መስተ ብዙኃት እኳ እንተኾኑ ካብቶም ብዙኃት ሓደ ቅዱስ ጌዮርግሥቢራ ኣልኮላዎ መስተ እዩ እዙይ ኣልኮላዊ መስተ እዙይ ከዓ ልዕሊ ዓቕሚ እንድኅር ተጠቕምሉ ናብ ሓደጋ እትወናከ ዝኽል ኣይነት።

ናይ በረኻ ህበይ እዛ ናይ በረኻ ህበይ እዚኣ ኣብ በረኻታት ትነብር ኮይና ማለት ካብ ወዲ ሰብ ዘለዎ ከባቢ ርኅኻ ትነብር እያ እዝ ኣኸዓ ብዕስለ እትነድር ኣይነት ህበይ እያ::

እዚ ስራሕ እዩ እዚ ስራሕ እዚ ኸዓኒ ኣልባሳት እና ዝተፈላለዩ ነገራት ዝሸየጠሉ ከባብ ኾይኑ ግን ከዓ እቶም ኣልባሳት ኣዚዮም ሕሳራት እና ብጣዕሚ ርካሻት ዝኾኑ ዝርከበሉ ከባቢ እዩ።

ሥጋ ዓይነት ምግቢ እዩ ።እዝ ምግቢ እዙ ካብ ዝተፋለለይ እስታት ተሓሪዱ ንምግብነት ዝውዕል እዩ። ንኣብነት ከም ናይ ጥል ፣ናይ ብዕራይ ዛዕመሰሉ እዩ።

እዙይ ዕዳጋ እዮ እዝ ዕዳጋ እዘ ኸዓ ኣኅመልትን ፍራምረን ኮይኖም ከም ኣስቤዛ ሽጕርቲ ድንሽ ካሮት ዝኣመሰሉ እዩ።

እዙይ መጋያፂ እዩ እዙ መጋያፂ እዙይ ከዓ ካብ ጥበብ ዝተሠርሐ ማለት ዝተምሃዘ እዩ እዙይ መወትታት እዙይ ከዓ ከም መሕዘል ፣ ከም ስፈ እና ዝኣመሰሉ መጋይጽታት ዝጥቖምሎም እዩ።

እዚ ዓይነት መስተ እዩ። እዚ ዓይነት መስተ እዚ ኸዓ ኣልኮላዊ መስተ እዩ። ፍሉይ ሽሙ ቅዱስ ጊዮርጊስ ቢራ ይብሃል። ኣልኮላዊ መስተ እዩ። ሹሙ ኸዓ ቅዱስ ጊዮርጊስ ቢራ ይበሃል።

እዙይ መለለይ ወይ ከዓ መፍለጢ ብሔር ብሔረ ሰባትን ሕዝብታት ና ኤቲዬጵያ እዩ ከከም ባህሎም ከከም ኣካዳድ ኖኦም ዝተፈላለየ ከም ዝኾነ እዩ ዝኅብርልና ዘሎ።

እዙይ ታሪኻዊ ቦታ እዩ እዝ ታሪኻወዙይ ቦታ ዝኸዓ ፍሉ ቅርሲ ዝርከበሉ ካብ ዓለምና እቲ ኣዙዩ ተፈላጥ ዝኾነ ታሪኻዊ ውቦታ ሓወልተ ኣኹስም እዩ።

እዝ ኣልኮላዎ መስተዩ እዝ ኣልኮላዊ መስተ ዝ ኸዓ ቢራ እዩ ።ፍሊሹሙ ኸዓ ቕዳሜ ይበሃል ።መፍዙሕትኡ ወጣት ደቅተውዓትዮ ኣልኮላው መተሰትይዎ ማለት እዩ።

ባንዴራ ማለት ናይ ሓንታ ሃገር ለዓላዊ መግለጺ ኣርማ እዮ ንኣብነት ኣብ ኢቲዮጲያ ቀየሕ ብጫ ቖፃላዋይ ዘለዋ ሕብሪ ባንዴራ ኣለ ስለዙይ መግለጺት ናይኢቲዮያ ባንዴይራ ኢቲዮጲያ ትበሃል።

እዝ ዜና እዩ እዝ ዜና ኸዕኒ ቶምሃሮ ብሳይንቲ መብራህቲ ኣብ ጸገም ከም ዘለዉ ኾይኑ ካኡ ኸዓ ኣብኣፍሪካ ኃይሊሚ ምንጨዊ ሠሓን ብልዮን ደላር ክምድብ ክምዃኑ እዩ ብዘና ዘፍሊጡ

እዙይ ሥራኃቲ ሕንፃ ስነ ሥራኃቲ ሕንጻዩ ግምባታ ሕንጻዩ ካኡ ኸዓ ኣዙይ ዘመናዊ ብዘኾነ ሕንፃት ዝዝተሠርሖ ከተማ እዩ።

እዙ ዲኮር እዩ እቲ ዲኮር ዝ ኸዓ መጋያጺመጋያጺ ወይከዓ መማላኽዒ እዩ መብዙሕቲ እዋን ከዓኒ ኣብእዋን መርዓ ዘትቆመሉ መማላኽዒ እዩ ኣብኡዋንቀለበት ማለት እዩ።

እዙ ሕንፃ እዩ እዝ ሕንፃ ዝኸዓ ዘይተመልአ ማለት ኣብ ሥራሕ ዘሎ ሕንፃ እዙ ኮለን እዩ ብዝ ኮሎን ዝኻዓ እቶም ሰባት ኮሎን ንዳሠርኁ እንዳዋቐሩን ርአለና ማለት እዩ።

እዝ ዲኮርዩ እዝ ዲኮር ዝ ኸዓኒ መዙኃቱ ጊዜ ኣብ ሃገረ ሕንድ ዘጥቆምሉ ኾይኑ ኣብ ካልቲ ሃገራት ዉን ጥቆምል እዮም እዝጥቆምሉ ዝኸዓኒ ኣብ መርዓ መጋያጺ ዘትቆምሉ ዲኮር እዩ ።

እዚ ኣብ ምስሊ እንሪኦ ዘለና እፅዋት እዩ ዓይነታት እፅዋት ማለት እዩ፡፡ ብፍላይ እዛ ቅርብ ኢላ ዘለና ናብ ዓይኒ ካሜራ ጊንዳዕ ትባሃል፡፡ ካብኣ ሪሒቆም ዘለዉ ከዓ ባህርዛፍ ወይ ከዓ ቀላሚጦስ ይባሃል ብተወሳኪ ከዓ ማንጎ እዉን ይርከቦ፡፡

እዙ ቤትምርት እዩ እዙ ቤቲ መርቲ ዝኸዓ ብዘመናዊ ብቴክንሎጊ ዝተሓገዘ ቤት ምህርት እዩ ንኣብነት ናይ ሕክምና ተምሃሮ ብዝተፈራለየ ማይክሮስቆጵ ቶ ጠይሞም ነገራት እንትዕዘዉ ብዛሪድ እዩ።

እዙ ኣትክልቲ ፍራምረዕ ዝሽየጠሉ እናይ ምሸጥ እዩ ከምብዓል ባናና ፣ማንጎ፣ ኣራንሽ ዝኣመሶሉ ዝሽየጠሉ ከባቢ መለት እዩ።

ተሽከርከርቲ ማለት ከዓ ሕዝቢ ዝተቀመለን ካብዝን ናፍትን መንቃሣቕሲ ዝተቀመለን መኪና ማለት እየን።

እዚኣ ምክትል ፕረዝደንት ሳህሎ ወርቅ ምስ ፕረዝደንት ሃገር ኬንያ ዝርርብ ትፍጽም ከም ዘላ አዩ ዘርኤና ዘሎ::

እዘን መኪናእዝእን ወታደራዊ መኪና እየን ወታድራዊ መኪና ኺነን ከዓ ብፍልዪ ኸዓኒ ኸም ተተኰስቲ ድመድፊዕ ኣብ ዝዋነን ጌይረን ወታደርምም ተኳስቲ ቖሙለን እየን።

መጋያጺ ወይ ከዓ መማላኽዒ እዚ መጋያጺ እዚ ከዓ ደቂ ኣንስትዮ ይኹን ደቂ ተባዕትዮ ኣብክሳዶም ዝገብርዎ ከም መማላኽዒ ዝትቆምሉ እዩ።

እዙ ግድን ኢንዳስትርን ዩ እዝ ንግድ ዝኸዓኒ መካሃፈሊ ናይ እዝሉስሉስ መስተ ፈልዩ ሹሙ ኸዓ ኮኳ ላ ኮኳ ኮላ መካፋፈሊ ናይ ኮኳ ኮላ እዩ።

እዚ አብ ምስሊ እንዕዘቦ ዘለና ቀረብ ዝስተ ማይ ኮይኑ መብዛሕትኡ ግዜ ከዓኒ አብ ገጠር ዝርከብ እዩ ካብኡ ከዓ ተሓቋኒ ማይ ቡንቧ ይበሃል።

እዝ እስጶርት እዩ እዝ እስጶርት እዙይ ኣብ ሃገር እንግሊዝ ዝጸወቱ ተፃወቲ እዮም ንኣብነት ከም ማርከስ ራሽፈርድ ከም ኣሌግንደር ኣርኖድ ዝመሰሉ ተጫወቲ እዮም

ዘመናዊት መሣርሒት ማሽን እዛ ዘመናዊት መሣርሒት ማሽን ከዓ እኽሊ ኻብ ቃንጫ እኽሊ ካብ ጐርዲ ትፈልየሉ ከም ዓውዲ ኮይና ተገልግል ዘመናዊት መሣርሒት እያ።

ናይ ገዛ ኣቕሑ እዞም ናይ ገዛ ኣቕሑ ኣብ ገዛ እንጥቖመሎም እዮም ንኣብነት ካብ ናይ ገዛ ኣቕሑ ዝበሃሉ ሓደ መዝኃሊ ምግብታትን መስታትን ሓደ ተጠቃስ እዮም፡፡

እዚ ናይ ገዛ ኣቕሕት እዩ እዘ ናይ ገዛ ኣቝሕቲ ዝኸዓ ን መፍልኂ ዝኾነ ነገር ንጥቀሞሉ ኸም መሥርሕ ሰብኂ መፍልሕሕ ማይ ዝኣመሰሉ ምጥቀመሉ ብኻልእ አበሀ ህላ ኸዓ መሣርኂ ናይገዛ አቕሁ እዩ::

እዝ ቤት ዝንርትዩ እዝ ቤት ምርት ኸዓ ማእዲ ፍልጠት ንዓዲ ሓበሬታ ኣብ ቐዳማይ ክፍሊ ዝጅነር ማለት እዩ ሕሸላት ዝመሃሩሉ ናይ ቀዳማይ ብርኪ የመልክተሉ።

እዝ ጋዜጣ እዩ እዝ ጋዜጣ ዝኸዓኒ ብኣምሃራ ሚድያ ቆርጵረስን ዝተዘጋጅወ ጋዜጣ እዩ ሓበሬታ ዘርከበሉ ጋዜጣ እዩ።

እዙይ እንስሳ ዘቤት ወይ ከዓ እለማዳ እንስሳ እዩ ሕብረተሰብና ኸዓ ንመጽዓኛ ዝትቆመሉ ፍሉይ ሽሙ ኸዓ ኣድጊ ይበሃል።

እዝ መፋለጥ እዩ ።እዝ መፋለጥ ዝኸዓኒ ናይ የካትትዕሠርተኸልተ ሆስቢታል ሜዲካል ኮለጅ ዝበሃል መፋለጥ እዩ ።ወይ ከዓ ምእተ ወበሪውን እዩ።

መማላኺዒ መጋያጺ ወይ ከዓ መጸባባኺ እዙ ደቀንስኦ ኣብ ኣፍንጨም ወይ ከዓ ኣብ እዝነን ዝገብሮ ሳቝር እዩ::

ራሥራሕ ማለት ሓደ ኪብሪ ወድ ሰብ እዩ ወድ ሰብ እንድኅር ደኣ ኽነብር ኮይኑ ክሠርሕ ኣለዎ ዘተፈላለዩ ዓይነት ሥራሕ ከዓ ኣለዉ ካብኣቶም ሓደ ንግድን ምትዕዳግን እዩ።

ጋዜጣ ጋዜጣ ማለት ጽሕፋዊ እዩ ረቐት እዙይ ጽሕፋዊ ወረቐት እዙይ ከም ማኅበራዊ ሚድያ ዘገልቲ ኴይኑ ግን ከዓ ብጽሑፍ ዝመኃላለፍ ዓይነት ማኅበራዊ ሚድያ እዩ።

እዙ ኃይማኖት እዩ ብዛ ኃይማኖት ዝዝኸዓ ኦርተደክሥ ክርስቲያን ተኸተልቲ እምነት ክርስቲያን ወርተደግሥ ጸሎት ናብ እግዚኣብሔሮም እንዳብጽሑ ኣብ ቤተ ክርስቲያን እዩ።

ብና ቡና ማለት ዓይነት ተኽሊ ኮይኑ እዝ ተኽሊ ዝ ኸዓ ንፍረ ምስ በጽሐ ቀሊኻ ወቒጥካ ኣፍሊሕኻ ንመስተ ዙኤል ዓይነት እዩ።

እዝ መጸበቐን መመላኽን ደቂ ሰባት እዩ እዝ መጸበቐን መመላኽን ደቂ ሰባት ኣብ ቀርቦቶም ዝኾነ ጸሊም ነገር እንድኅርወፂዎም እሱ ንምጥፋ ኽብሉ ኣብ ቈረቶም ዝለኽይቦ ካብ ኤርዲ ዝተሠርሐ እዩ::

እዚ ኣብ ምስሊ እንሪኦ ዘለና ኣርማ እዩ። እዚ ኣርማ እዚይ ኸዓ አ መለት ምልክት ናይ ፌደራል ወይ ከዓ ምክልኻል ሰራዊት ሃገር ኢትዮጲያ ምልክት ወይ ከዓ ኣርማ እዩ።

እዙይ ንግድን ምትዕዳግን እዩ እዙይ ንግድን ምትሕዳግን እዝ ኸዓ ኣብ እንዳሚግቢ ሥራሕ ናይ ሥጋ እዩ እዝ ፍልሹሚ ኸዓ ልኳንዳ እናተብሃለ ጽዋዕ መሸጢ ሥጋ እዩ።

እዙ ሳይክልያ ብተወሳኺ መኪና እዛ መኪና ሣያኻ ናይ ስፊት ግዳን መስፈይት ግዳን ዋለቱ ሣርቶወት በሃል ብተወሳሒትውን ሳይክል ነዕዝበ።

ዓይነታት መስት ካብ ዓይነታት መስተ ሓደ ቢራ እዩ ቢራ ኸዓ ኣልከላዊ መስተይ እዩ እዙይ ከዓ ሜኂር ከዓ ብዝለዓለ ደረጃ እንድኅር ቲ ጣዊምናሉ ናብ ሓደጋ እክወስደና ዝኽእል ዓይነት መስተ እዩ::

እዙይ ዓይነት ጫማ እዩ እዙ ዓይነት ጫማ እዙይ ብዘመናዊ መልከ ዝተሠርሐ እንተኸውን መውዙኃቲ እዋን ክዓኒ ደቂ ኣንስትዮ ዝገብርኦ ዓይነት ጫማ እዩ።

እዚኣ ዘመናዊት መሣርሒት ማይ መምጠጢት እያ እዛ ማይ መምጠጢት እዚኣ ኸዓ ጀኔሬተር ትበሃል እዛ ጀነሬተር እዚኣ ማይ ካ ውሽጢት ጕድጓድ ናብ ሞስኖ ዘተፈላለዮ ነገራት ክነዉፃላ ወይ ከዓ ኸንጠቀመላ ንኽእል መሣርሂ፡፡

እዙ ኤለክጥሮኒካዊ ኣቕሐ እያ። ሞባይልያ እዛ መባዕል ዝኻነት ብኤለክትሪኽ ጫሊ ጌጋስ ርሕ ሳምሴንጎ ሞባይይል ስልኪ መደዉለት ሞባይል ትስርሕ አያ።

እዝ ናይ ገዛ እና እናይ ቢሮ ኣቝሑት እዮም እዞም ናይ ገዛ እና ናይ ብር ኣቝሑት ከዓ ከን ኣርማድ ጠረቤዛ ብመቐረብ ጣውላ ማለት እዩ።

እዙይ ካብ ዓይነታት ምግቢ ኾይኑ እንጀራ እዩ። እዚ እንጀራ እዙይ ካዓ ብጥረ ስጋ ወይ ካዓ ዛሕላ ምስ ድቁስ ምግቢ እዩ ማለት እዩ።

እዙ ኢለክትሮንካዊ ኣቕሓ እዩ ።ማለት ብሂሊ ኤሌክትሪኽ ሠርህ ኣቕሕ ኾይኑ ፤ንመብራህቲ ዘገልግል ኣምፑል እዩ።

እዙ መጋያፂ መጸበቒ መማላኽዒ ኮይኑ ዘገልግል እዩ ንእብነት ከም ኣብ ውሽቲ ገዛ ከም ኣብ መርዓ ዘጥቀሙሉ መማላኽዒ እዩ።

ናይ ኣትክልትን ፍራምረን ዓብዪ ድንኳን ካብዞም ኣትክልትን ፍራምረን ከዓ ከም ባናና ማንጎ ሽጉርቲ ዝተፈራለዩ ካልኦትን ዝማሰሉ ፍረታት ዝርከምዎም ዕዳጋ ማለት እዩ

እዙ ናይ ገዛ ኣቕሓ ኾይኑ መብዙኃቲ ጊዜ ኣብ ዓራት ኣብ መታልኣሰካብ ዝግበር መቐመጢ ኣቕሑታት እዩ። ፍሊሽሚ ኸዓ ኮምዲኖ ይበሃል ከም መስትያት ምናምን ንገብረሉ ማለት እዩ።

እዚ ናይ ገዛ ኣቕሓ እዩ። እዚ ናይ ገዛ አቕሓ እዚ ድማ ኸም መግጠሚ ብሎን ኣብ መንደቕ ብሎን ክንገጥም ከለና ከም መኮርኩዒ ጥቆምሉ ኣቕሓ እዩ።

እዚ እናይ ገዛ እና ናይ ቢሮ ኣቕሓ'ዩ እዚ ኣቅሓ እዚ ኸዓ ኸም መሣልል ኣብ ዝኾነ መሣልል መደየቢ ከም ደረጃ ኮይኑ የገልግል።

እዚ እንሪኦ ዘለና እንዳ ኣትክልቲ ፍራምረ መሸጢ እዩ፡፡ ካብዞም ኣትክልትን ፍራምረን ከኣ ማንጎ እኒኣ፣ በናና ፣ኣራንሺ ፣ወይኒ ዝኣምሰሉ ፍራመረ ዝርከብዎ ማለት እዩ፡፡

እዚ ኣርማ ወይ ከዓ ምልክት እዩ እዝ ምልክት እዝ ኽዓኒ ግለ ሰባት ኣብ ናእምነ ከም ሆቴል ከም ዝኣመሰሉ መለቀስን ናይ ግሎም ፌርማ ወይ ከዓ መለለየ ምልክት

እዚ እንሪኦ ዘለና ባህላዊ መሣርሒ ሙዚቃ እዩ። ፍሉይ ሸሙ ከዓ ከበሮ ይበሃል። ካብ ቆርበትን ቴኖን ዝተሰርሐ ሽሙ ከዓ ከበሮ ይብሃል

መማላኽዕን መጋየጽን ተፈጥራኣዊ ቕብኣት እዙ ቕብኣት እዙ ቖርበት ደቂ ሰባት ከይባላሸ ምእንታን ቖርበቶም ዝልከየሉ እዩ።

እዚ ኣብዚ ምስሊ እንዕዘቦ ዘለና ኣርማ እዩ፡፡ ብተወሳኪ ሰራሕተኛታት እውን ንዕዘብ ኣለና፡፡ ብፍላይ ከዓ እዚ ኣርማ እዚ ናይ መለለይ ኣባይ ባንኪ እዩ፡፡

እዚ መሣርሒ ጽሕፈት እዩ። እዚ መሣርሒ ፅሕፈት እዚ ከዓ ከም ሕብራዊ ቐለም ከም ሰማያዊ ፣ ብጫ ፣ቀይሕ ፣ዕንቋይ ዛኣምሰሉ እና መጽሓፍ፡

እዙ ናይብሮ መቐመጢ ኣቝሑት ኸም ኣርማድዮ ነገር ኮይኒ ዘገልግል ናይ መቐመጢ ብሮ ወይከዓስክር ቢቶ እና ስተብለር ዝኣመሶሉ መቐመጢ ናይ ብሮ ኣቕኃይ።

እዙ ንግድን መትዕዳግን እዩ እዙይ ንግድን ምትዕዳግን ከዓ ኣብ ጐዳናሃት እንዳተንቃሣኣስካ ዝስየጥ እዩ እንኣምነት ካፎም ተሸጦም ከዓ ከም ባናና ዝኣሞሰሉ ፍራምረ ዝስየጠሉ ከባብ እዩ።

እዙይ ዝተቐለጠ ወይ ከዓ ቕራፍ በናና እዩ እዚ ቕራፍ በናና እዚ ኸዓ ሰባት ኸም መጋያፂ ኣብ ገጽካ ዘሎ ማዳ ወይ ፈፀጋ ንምጥፋ ዘትቖምሉ ቕላጥ በናና።

ዓብዪ ድንኳን ዓብዪ ድንኳን ማለት ዝተፋላለዩ ናይ ድንኳን ሸቐጣ ሸቐት ዝሸየጠሉ ኣዳጋ እዩ እዙይ ዓብዪ ድንኳን እዙይ ኸም ዞምና እና ዝተፋላለዩ ከም ምሕጸቢ ጸጕሪ ዝሸጠሉ ዓብዪ ድንኳን እዩ።

እዝ ኣደራሽ እዩ እዛ ኣደራሽ እዙይ ቤት መኽሪፊ ይደረሽን ቀዳይ ምስር ኣዊ ኣኅመድ ንቤት ምኽርፈደረሽን ቓል ዝህበሉ ወይከ ዓዘተ ዛተኢሉ ኣደራሽ እዩ።

እዙ ዕዳጋ እዩ ወይ ከዓ ስፖር ማርኬት ናይ ኣትክልትን ኣኅምልትን ፍራምረን እዮ ከም በዓል በነና ማንጎ ዘይቴን ዝኣመሰሉ ተኽልታት ዝሸየጠሉ ስጶር ማርከት እዩ።

እዙ እንዳ መስተ እዩ እቲ መስተ እዚ ኸዓ ቦኑ እዩ እቱቡን ከዓ ብበሃላዊ መልከዕ ብናይ ሓበሻ መልከዕ ይቐርብ ከም ዘሎ የመላኽተና ኣሎ።

እዚኣቶም ዕሹጋት ማይ ሃይላንድ ኦም እዞም ዑሹጋት ማይ ሃይላንድ እዜዮም ከዓ ነናይባዕሎም ሹም ዘለዎም እዮም እንእብነት ከም ኣርኪ ኩል ከም ኣብስንያ ዝተውሃሉ ዓይነታት መስተ ዕሹጋት ማይ ማለቲ ወይከዓ የስውን ኣለና::

እዚ ኣብዚ ምስሊ እንሪኦ ዘለና ሰብኣይ ተፈላጢ ሰብኣይ እዮ፡፡ ፕረዚዳንት ሃገረ ኤርትራ እዮም፡፡ ፍሉይ ሽሙ ከዓ ፕረዚዳንት ኢሳያስ አፈወርቂ ይባሃል፡፡

እዙይ መሣርሕ እዩ እዝ መሣርሐ እዙይ ከዓ መደባት ሒሳብ ማለት ክንቅንሰሉ ።ክንድምረ፣ ክነጉድለሉ ፣ክነራውሓሉ ንኽእል መስልሒት ናይ ሕሳብ ኣይነት መሣርሒት እያ።

እዚ መሳርሒ እዩ እዚ መሣርሒ እዚ ኸዓ መብዛሕትኡ ጊዜ ኣትክልቲ ነልምዐሉ ንኹስኩሰሉ ኸም ቢኮን ጭኾሮን ኮይኑ ዘገልግል መሳርሕ ወይከዓ ምኾስኮስ ኣትክልቲ እዩ::

ዘመናዊ ሕንጻ ዘመናዊ ሕንፃ ማለት ካብ ዘተፈላለዩ ንጥረ ነገራት ዝሠራሕ ኾይኑ፤ ንኣብነት ከም እምኒ ፣ማይ ፣ስምንቶ ዝኣመሰሉ ካብ ጠንካራ ኃጺንን ዝኣመሰሉ ክሥራሕ ዝኽእል ዘመናዊ ይሕንጻ እዩ።

እዝ ቤቲ ምህርቲ እዩ እዝ ቤቲ ምህርቲ ዘኸኣኒ ላዕልዋይ ብርኪ ቤቲ ምህርቲ ካብኡ ኸዓ ቶምሃሮ ተኣኪቦም ዝኾነን መሥርዕ ተሠሪዖም ዝኾነ ነገር ናተዓዛዊ እዩ::

እዚኦም ኅብረት ሰብ መሓበረ ሰብ ሥድራ ዮም ድዞም ስድራ እፂኦም ኣብ ዝኾነ ኽብረ ባዓል ሓልዒነቲ ልፍሲ ሓደ ኣይንቲ ክዳሚ ገይሮም ምስ ደቆም በሓደ ኸምለውዓሉ ይርከቡ::

እዙ ኣትክልትን ኣሕምልትን እዮም። እዞም ኣትክልትን ኣሕምልቲን እዚኡም ከዓ ካሮት ፣ቖስጣ ዝኣመሰሉ እዮም።

መዛናግዒ ቦታ እዚ መዛናግዒ ቦታ መንእሰይ ወጣታት ኣብዝሓ ዝርከብ ኾይኑ ከም ዂዕሶእግሪ እና ዝተፈላለዩ ጸዋታታት ዘለዎ ቦታ እዩ።

እዝ ኤለክሮንክስ አቅሓ ኣዩ እዙይ ኤለክትሮንክስ ኣቕሕዚ ብኤሌክትሪኽ ዝሠርሕኾይኑ ፍሉሹም ከዓ ካሜራ ካሜይራ ዝኾነ ሓበሪታ ኽእክበልና ኽስብስበልና ዝኽእል ኤለክትርክውቕዓ ካሚይራ እዩ::

እዙይ መጋያጽ እዩ እዝ መጋያፅ ዝኸዕኒ ንዝኾኑሕሰብ ዘይሓሰብካዮ ወይ ከዓዘት ጽምኻዮ ውህቶ ኽትብኸን ትገብረሉ መጋያጽ እዩ።

እዙ ናይ ገዛ ይሆን ናይ ቢሮ መሣርሕ እዩ እዙ መሣርሒ እዙይ ከዓኒ ኣብ መንደቕ ዝልጠሕፍ ኮይኑ ንይ መብራቲ ዘገልግል ከም ኣምፑል እዩ።

እዝ ናይ ገዛ ኣቕሓ እዩ እዝ ናይ ገዛ ቕሓ እዙ ፍርጅ እዩ ብኤሌክትርክ ሠርሕ ፍርድ ስለዙይ ናይ ገዛ ኣቕሓ ፍርጅ ኢልማን ዝው ነ መዝኃልን ጥቀመሉ ማለት አዩ::

ማሓበራዊ ሚድያ ማለት ዝተፈልለዩ ሓሳባት ይኹን ምስልታት ይኹን እንረኽበል እዩ ንኣብነት ከም ኢሞ ዝኣመሰሉ ኢሞ ብድምፂ ይኹን ብምስሊ ሓሳብካ ተመሃል ኣልፈሉ እዩ::

እ ብላ ዲር እዩ እዝ በህላዊ ዲኮር ዘ ኸዓኒ ኣብከም መርዓ ዘትቆሙሉ መጋያፂ ወይከዕ መ ማላኽዒ ናይ መርዓ እዩ።

ማሓበረሰብ መሓበረሰብ ዕለታዊ መናውሩዑ ኸመይ ገይሩ ኸም ዝነብር ዝገልጽ እዩ ንእብነት ኣዴታት መዓልታዊ መናውርዐን ንምንዋር ማይ ካብ ሩዋ እንዳቐድኃ ብጀረካን ተሸኪመን ገዘን እንዳወሰዳ ዝነበራሉ መነውሩ እዮ።

ዘ መ ናዊ ማሽ ን ዘመናዊት ማሽን ንስተፋረለዩ ነገራት ን ምጽማቝ ይኹን ን ምኽታፍ ትጠቕመና እያ ንኣብነት ከም ሥጋ እና እዝተፈረለዩ ጋልኦት ነገራት ን ምቑራጽ ጐይ ከዓ ንምኽታፍ ትሕግዘና ::

እዚኣ ማሽን እያ እዛ ማሽን እዚኸዓ ማይ እነትክልቲ መስተይ ን ቀመላ ካብ ጕድጓዳወፂያ ናብትክልቲ እንልመዓት ነን ቲ ቀመላ ብነ ሬተር እያ።

ቡን ማለት ተኽሊ እንትኸውን እዙ ተኽሊ እዙይ ምስ ዓበየ ንፍረ ምስ በጽሐ እቲ ፍረ ቐንጢብካ ኣድሪቕካ ቀሊኻ ወቒጥካ ንምስተ ዙውዕል ዓይነት ተኽሊ እዩ።

እዝ ኢሌክጥሮንክ ሢዩ እዝ ኤሌክትሮን ክስዩ ዝኻዓኒ ደቂ ንስትዮ ወይ ደቕ ተብዕትዮ ጸጕሮም ተሓጺቦም ጸጕሮም ዘድርቑሉ ናይገዛ ኣቕሓይ እዩ።

እዙይ ሞኖርያ መንበሪ ገዛ እዩ ማሕበረ ሰብ ዘነብሩሉ ካብኦኦም እምኒ ዝተነድቐ እና ምብ ቲ መንደቃዓ ዝተቐለመ ማሕበረ ሰብ ዘነረሉ።

እዝ ናይ ስጶር ማርከት ኣቕሓዩ እዝ ናይ ስጶር ማርከት ሓዚ ኸዓኒ ንምግብነት መብዙኃቱ ጊዜ ንሕጸውንቲ ንምግብነት ዘውዕል ማኮረኒ እዩ ::

እዙ ናይ ገዛ ኣቕሑ እዩ እዝ ናይ ገዛ ኣቕሑ እዙይ ከዓ ከፍ መበሊ ዝጠቅም እዩ ፍልሹሙ ኸዓ ሶፋ እንዳተብሃለ ይጽዋ እዩ።

እዝ መፋለቲ መስውቅያ ዩ። እዝ መስተዋቅኣ ዝ ኸዓ ፊልዝላ እኽሊ ዘለዎ ሸቐጣ ሸቐጥ ድንኳን ሸቐጥ ከም ዘሎ የ ዘሕብረና ዘሎ።

መሣርሒ እዙይ ከዓ ኣብ ገጠር ኣብ ሕርሻ እንጥቆመሉ እዩ እዙ መሣርሕ ኸዓ ፍልሹሙ ነወት ኣርዑት ማሕረሻ ድጉሪ ከርፈስ ዝኣመሰሉ እዮም።

ቤት ትመርቲ ቤት ትምህርቲ ማለት ዝተፈላልዩ ሓፍሻዊ ፍልጥታት ይኹን ዝተፈላልዩ ፍልጠት ዝርክበሉ ወይ ከዓ ዝቕሰመሉ ከባብ እዩ እዝኦም ሕፃውንቲ እዚኦም ኣብ ቤቲ መህርቲ ይኮይኖም ትመህርቶም እንላትኻታተሉ ዝርከቡ እዮም።

እዙ መጕዓእልያ ናይ ጐሃፍ እዝ ማለት ጐሃፍ ናናብ መጕኃፊ ቦትኡ ብተሽከርከርቲ እናተ ጐዓዘ እዩ።

እዙ ተፈጥራዉ ቦታዩ እና ታሪኻዊ ቦታዩ እዝ ታሪኻብዝ ኸዓኒ ክ እሳ ተጐመራ ዝወጸሉ ኣብ ክልል ዓፋር ዘርከብ ቦታይ እዩ።

እዝ ኣኮላዎ መስተ እዩ እዝ ኣልኮላዎ መስተ ዝኽዓኒ ድራሃፍቲ ዲላንስወ ወይ ከዓ ዘይተፃርየ ብራ ፍሊሹሙ ድራሃፍትምበ ማለት እዩ።

መፋለጢ ማለት ሓደ ነገር ወይ ሓደ ጉዳይ ከም ዘሎ ምፍላጥ ዘሕግሥ እዩ ናእብነት ኣብዙይ ዓለምልኻዊ ናይ አእምሮ ጥዕና መዓልቲ ኸም ዝኾነ ይኅብርና ኣሎ፡፡

እዝ ዜና እዩ እዝ ዜና እዝ ኸዓ ሓበሬታ መሓላለፈሉ ማኅበራዊ ሚድያ እዩ ንዕብነት ከም ኣሰልያ ከሊፋ ዘተባልት ኢቲብያዊት ኣብ ዓለምለኻዊ ኣምበሳደር ከም ዝተሸሞት እዩ።

እዝ መሣርኂ ናይ ገዛ ኣቕሕዑ እዝ መሣርኂ እዝኸዓኒ ፍልሹሙ ጀበና ይበሃል እዛ ጀበና እዚኽዕኒ ከም መፍሊሕ ቡና ንጥቀመላ መፍሊሕ ቡናያ።

እዙ ኣብ መትሕዝሳንጣ ወይከዓ ዘንቢል እዩ ዞቲ ዘንብል ሕዶ ዘለ ኸዓ ኣትክልትን ፍራምረ ወይከዓ ኣኅምልቲ ንእብነት ከም ቃርያ ኮሚደረ ፃዓና ሽጉርቲ ካውሎ ወይኒ ዛመሶሉን እዬም።

እዙ ንግድን ምትዕዳግን እዩ እዝ ንግድን ምትዕዳግን ከዓ ኣተዂሩ ኣብ ፍሉኅ ሳምና ዩ ፍሉኅ ሳምና ማለት ከዓ ግዳውንቲ ዝረስሐ ጨርቂ ንምሕጻብ ዘገልግለና ሳምና እዩ።

መማላኽዕ መማላኺዒ ወይ ከዓ መጋያፂ ማለት እዙ ደቂ ሰባት ኣብ ክሳዶም ኣብእዝኖም ኮነ ኣብ ዝተፈላለዩ ዝገብርዎ ከም መጋየፂ እዩ።

እዙ ኣይነት መጋያፂ ወይ ከዓ ኣይነት መመላኽዩ እዙይ ዓይነት መማላኺ ወይ ከዓ ዓይነት መጋያጺ ድቂ ኣንሴ ኣብ ከንፈረን ብዝተፈላለየ ዓይነት ኅብሪ ዝለኽያሉ ወይ ከዓ ዝቕብኣሉ እዩ::

እዙ ስ ሱፐርማርኬት ናይ ኣትክልትን ፍራምረን ኾይኑ ፍሉያት ከዓኒ ኸምባናና ሽጉርቲ ኮሚደረ ቦመን ዱባ ዝኣምሰሉ ኂዙ ዘለ ዩ።

እዙይ እንግድን ምትዕዳግን እዩ ።እዝ ንግድን ምትዕዳግንከዓ ናይ ኣትክድትን ፍራንረን ዛመሶሉ ኸም ኮሚደረ ካሮት ቆስጣ ጎመን ዛኣመሳሰሉ ማለት እዩ።

እዝ ምግብ እዩ እዝ ምግብእዙ ኸዓ ካብ ዝተፋላለየ ዝተሠርሐ እዩ እንኣብነት ከም ሥጋ ቃርያ ዝኣመሰሉ ጸድሕታት ዝተሠርሐ ብንጀራጌርካ ዝብላዕ ማለትእዩ።

ዘመናዊ ማሽን እዙይ ዘመናዊ ማሽን እዙይ ንዝተፈላለዩ ነገራት ይጠቅም እንዕብነት ንዝተፈላለዩ ቆማት ጽርበት እና ጣውላ ዝጠቅም ኣይነት ማሽን እዩ።

እዙ ዜና እዩ ዜና ብዛዕባ ሰሜን ኮርያ መራሒ ሰሜን ኮርያ ዝኾነ ጊምጆንግ ናይ መምረቲ ኒዉክለር ተዘዋዊሩ ዕዶት ከም ዝነበረ ዝሕልፍ ዜና እዩ።

እዙ ዓይነታት ጫማ ይኡ ኣይንዳት ጫማ ዝኻ ናይ ደቀንስዶ እና ናይ ደቕተው ኣቴሕ ዝተፈራለዩ ዓይነት ደብሮም ጨማታት እዮም።

እዙ መሣርሕ ናይ ገዛ እዩ እዙይ መሣርሕ ናይ ገዛ ኸዓ ካራ እዩ ብስተፋላለዩ ነገራት ክንከትፈሉ ኽንመትረሉ እንኽእል ናይገዛ ኣቕሓ እዩ::

ዲኮር ወይ ከዓ መጸበቒ እዙይ ኣብ ቀለበት ወይ ከዓ ኣብ መዓልቲ ውለት ወይ ከዓ ኣብ መርዓ ዝግበር ከም መጸበቒ ወይ ከዓ ከም ኣመላኽዐ ዘግበረሉ እዩ።

እዚ እንሪኦ ዘለና ምስሊ ሃይማኖታዊ መፅሓፍ እዩ። ናይ ፅለተ ሙሴ ማለት እዩ። እዙይ ማለት ከዓ አመብርሃን ከመይ ከም ዝኣተወት ዝገልፅ መፅሓፍ ማለት እዩ።

እዙ መጽሓፍ እዩ እዝ መጽሕፍ እዝ ኸዓኒ ታሪኽ ናይ ሃፀይ ቴድሮስ ዝሓዘ መጽሓፍ ወይከዓቲ ላዕለዋይ ሽፋን ናይ መጀመርያ ሽፋን ናይ ሃፀይ ቴድሮስ ታሪኽ ዝኃዘ ኢናእረእለና::

እዚኣ ማንካ ትበሃል እዛ ማንካ እዚኣ ኸዓ ካብ ሓፂን ዝተሠርሐት እያ ካብኡ ኸዓ ን ምግቢ መብልዒ እትጠቅም ካብ ሓጺን ዝተሠርሐት ማንካ እያ።

እዝ መቐስ እዩ እዝ መቐስ እዝ ኸዓ ኣብ ቤት መሣርሕ ጽሕፈት ንትቆመሉ ኣብፀጕሪ ቤት ንጥቆመሉ ኸም መቝረጽ ጸጕሪ ከም መቝረፁ ወረቐት ንትቆመሉ መቐስ

ተፈጥራዊ ቦታ እዙ ተፈጥራዊ ቦታ ብተፈጥሮ ዝርከብ ኮይኑ ከም እሳተ ጐመራ እዩ እሳተ ጐመራ ኸዓ ካብ ውሽጢ መሬት ብምቖት ዝፍጠር ናብ ላዕለዋይ መሬት ዝወፅእ እዩ።

እዙ ጥበብን ባህልን ኃይማኖትን ዝገልጽ እዩ ኃይማኖት እስልምና ጥበቦም ባህሎም ዘገልጹሉ ኣመር ወይ ከዓ ኣርማ እዩ።

እዙ ከባብ እዙይ መንሃርያ እዩ እዝ መንሃርያ እዝ ኸዓ ሰባት ንብሮቶም ኣብ መኪና እንዳሰቖሉ እንዳፀዓኑ ይርከቡ ኣለዉ ።

እዝ ቤት ምግ እዩ ።እዝ ቤት ምግቢ ኸዓ ፍልይ ዝብሎ ናይ ቊርስ ቤት ኣብዛሕጡ ናይ ቝርስ ቤት ከም ዝኾነ እዩ ዘረ ዘሎ።

እዝ እስጶርት እዩ እዝ ስጶርት ዝኽዓ ዂዑ ሥእግሪ እዩ እትዂዑ ሥእግሪ ኸዓ ኣርባ ምንጭ ከተማ ኣብ ብሪመሊጊ ኢቲጴያ ሣልሳይ ደረጃ ኾይኑ ከም ዘመዘገበ እዩ ዘኅብረና ዘሎ።

መፋለጢ ማለት ከዓ መህርታትካ ናብ ዓማዊካ ተፈልጠሉ ንኣብነት ወጋገን ባንክ ሞባይል ባንክ ተጠቂሞም ዓማዊሉ ኽጥቆሙ የፋልጠለ ንኣብነት ሰላም ተስፋያት ዝተሃለት ፊልሚ ትሠርሕ ተዋሣኤታ ፊልሚ ተፋልጠሉ ኣላ::

እዙ ኣትክልትን ኣሕምልትን ፍራምረን ዝርከበሉ ወይ ከዓ ኣትክልትን ፍራምረን ዝሽየጠሉ ከባቢ ወይ ከዓ እዳጋ እዩ።

እስፖርት እስፖርት ሓደ ካብቶም ንጥዕናዊ ኣካላት ኣዚዮም ኣገደስቲ ዝኾኑ ምንቂስቓስ ሓደ እዩ ንኣብነትዂዑሱ እግሪ ኲዑሱ እግሪ እንተር ኢና ካብ ዓለምና እቲ ኣዚዩ ብዙኅ ደገፍቲ ዘለዎ ኣካል እስፖርት ሓደ እዮ።

በገና በገና ዓይነት መሳርኂ ሙዚቃ እዩ እዝ በገና እዙይ ብዓል ሽዱሽቲ ኽሪ እንተኾን ማብዙኃትእዩ ጊዜ ኸዓ ኣብ ቤተ ክርስቲያን ምጥቆመሉ እዩ።

ጢል ጢል ማለት ለማዳ እንስሳ እያ እዛ ለማዳ እንስሳ እዚኣ ምስ ማኅበረ ሰብ ወይ ከዓ ምስ ሕዝቢ ለሜዳ ምስኡ ትነብር ሓንቲ ዓይነት እንስሳ ጢል እያ እዛ ጢል እዚኣ ኸዓ ንምግነት ወይ ከዓ ንመሓረርቲ ሥጋ እትብላዕ እንስሳ እያ።

ሕጊ ኣኽበርቲ ሕጊ ኣኽበርቲ ደቂ ሰባት ኣብ ትሕቲ ሕጊ ኲሎም መዓረ እዮም ዝኮነ ይኹን ዓመጽ እንድኅር ተፈጢሩ ነቲ ዓመጽ ናይ ምርጋዕ ኽእለት ዘለዎም ከዓ ሕጊ ኣኽበርቲ እዮ::

እዚኣ እናኦሚ ግርማት ትበሃል ትውልዳ ኢትዮጵያ ያ ካብ ኸዓ ኣብ አሜሪካ ግና ክልተ ሸሕንዕስራን ምርጥ ዝበለጸት ተጓሳጢት ኾይና ተሓርያ እያ።

እዙ እስጶር ማርከት እዩ ኣብዚ እስጶር ማርከት ከዓ መብዛሕትኡ ናይ ክዳን ምሕጸብ ሳሙና እዩ ንርእ ዘለና ማለት እዩ።

ትራንስጶርትን ተሽከርከርትን ተሽከርከርቲ መሓበረ ሰብ ወይ ከዓ ሕዝቢ ካብዝን ናፍትን ዘንቃሳዋሰለን መኪና እየን ብፍላይ ድማ ኸምኒባስ ዝኣመሰላ ታክሲ እየን።

እዝ መፋለጥ እዩ እዝ መፋለጢ ዝኸዓኒ ኣብ ኣዲስ ኣበባ ዩንበርስቲ ኣውሽቶ ኣቲኻ እንታይ እንታይ ከም ዘርከብ ዝኅብረልና ደኩመንት እዩ::

እዚ ኣብ ምስሊ እንዕዘቦ ዘለና እንዳ ምግቢ ከም ዝኮነ እዩ ዝሕብረልና ዘሎ፡፡ እዚ እንዳ ምግቢን ከዓኒ እዚ እንዳ ምግቢን መስተን እዚ እንዳ ምግብን መስተን ከዓኒ ብፍላይ እንዳ ስጋ እንዳ ድራፍት ከም ዝኮነ ይሕብረና ኣብ ፊት ፅርግያ ከም ዘሎ እውን ይሕብረና ኣሎ ማለት እዩ፡፡

እዙ መሣርኂ ሙዚቃ እዮ እዙ መሣርኂ ሙዚቃ እዙይ ብዘበናዊ መልከዕ ኾይኑ ማለት ብኤሌክትሪክ ሠርሕ ኾይኑ ብ ኣፃብዐትና እንዳነኸእና እንፃወተሉ መሣርሕ ሙዚቃ እዩ፡፡

ጥበብን ባህልን ጥበብን ባህልን ማለት ጥበብ ማለት ሓደ ኅብረተሰብ ክውክለልና ዝኽእል እዩ ንኣብነት ኣሠዓሰዓ ኣካዳትና ኣለሓህያ እዙይ ጥበብ ወይ ከዓ ባህሊ ኽገልጽልና እዩ፡፡

እዙ መጋያፂ ወይ ከዓ መማላኽዒ እዩ ።ማብዛኃጡ ደቀ ኣንስዮ ይኹን ደቀ ተውዓትዮ ኣብኢድ ኣብክሳድ ዝገብርዎ ብር እዩ።

እዙ ተፈላጣይ ሰብብ ተፈላጣይ ጶሎቲካኛ ናይ ኣብ ቆሮም ያ ገለሉ ዝድርገብ ምሃዓ ድዋር ይኅነቅ ዝብሃል ጶሎቲኛ እዮ።

እዙ ማሽን ዩ ኣቕሓ መስፈይት ክዳን ያ እዛ መስፈይት ክዳነእዚ ኣኸዓኒ ብኤሌክትሪክ ሠርሕ መስፈይት ክዳን ማሽን እያ::

እዙ እንዳ ቤት ብልዕን መስተን እዩ እዝ ብቤት ብልዕን መስተን ከዓ ርስራንት እዩ እዝ ሬስተራንት ወይከዓ ኻፊ እዩ።

መሳሪሕ መሣርሕ ኣብ ዕለታዊ መናባብሮና ንጥቆመሉ ኾይኑ ከም መጽምቝ ንጥቆመሉ ሓደ ማሽን እዩ እዝ ማሽን እዝ ኸዓ ኸም ኣራንሺ፣ ማንጎ፣ ለሚን ፣ንጾምቆሉ ዘመናዊ መሣርሕ እዩ።

ናይ ገዛ ናይ ገዛ ኣቕሑ ማለት ኣብ ገዛ እንጥቆመሎም እዩ እና ኣብነት ካብ ናይ ገዛ ኣቕሑ ሰዓት ኣብ መንድቕ ዝልጠፍ ኮይኑ ጊዜ ክንደይበፂሑ ኣበይ ቦጺሑ ንዝብል ንምፍላጥ ዘሕግዘና እዮ::

ሥድራ ማለት ኣብ ሓደ ገዛ ማለት ኣብ ሓደ መንበሪ ዝነብሩ ኾይኖም ከም ሰብኣይን ሰበይትን ብሓደ ዝነብሩሉ እዩ ብተወሳኽ ኸዓ ከም ቆልዑ ኣድ ኣቦ ዛ መሰሉ ብሓደ ዝነሩ እዩ።

እዛ ኣብ እዚ ምስሊ እንሪኣ ዘለና ዓይነት ተሽከርካሪት መኪና እያ፡፡ እዛ መኪና እዚኣ ከዓ መብዛሕትኡ ሃፋትም ናይ እግሪ ዝገብርዋ ኮብራ ኢልና ንፅዋዓ ማለት እዩ፡፡

እዙይ ምግቢ እዩ እዝ ምግቢ እዙይ ወዲ ሰብ ስምጐቦ ኾይኑ ኣብ ጥሜቱ ዝበልዖ እዩ ፍልዩ ሹሙ ኸዓ ፍርፍር እንዳተብሃለ ይፅዋእ::

እዙ ዳጋ ናይ ኣትክልትን ኣኅምልትን እ። እዞም ኣትክልትን ኣኅምልትን ዙኡምከዓ ተመዲቦም ብብመዶም ክሽየጡ እዮም። ቀርዮም ዘለዉ እዞም ኣትክልቲ ኸዓኒ ከም ግዕ፣ ድንሽ ጠልልጎመል ካሮት እዮም።

ኢለክትሮንክስ ኣቕዓ እዙ ኤለክትሮንክስ ኣቕሓ እዙይ ን መቋጻፀሪ ተልበጅን ዝጠቅም እዩ እንኣብነት ከም መቐየሪ ወይ ከዓ መምለሲ ንጥቆመሉ ኣብ ገዛ ንጥቆመሉ መሣርኂ እዩ።

እዘን ኣብ ምስሊ እንዕዘበን ዘለና ኤታት ቆልዑአን ሓዚለን ወይ ከዓ ውላደን ሓዚለን ከፍ ኢለን ዝኮነ ነገር እንዳተዓዘባ ወይ ከዓ እንዳረኣያ ይርከባ ማለት እዩ፡፡

እዚ ኃይማኖት ክርስትናይ እዙ ኃይማኖት ክርስትና እዝ ኸዓ ተኸተልቲ እምነት ኃይማኖት ክርስትና ኣብ ዝኾነ በዓል እንዳኽበሩ ንእምነት ከም ኣብ ልደት ከም ኣብ መስቀል እንዳኽበሩሉ ዘርከቡሉ እዩ::

ዓይነት ጫማ እዙ ዓይነት ጫማ እዙይ ደቂ ኣንስቴዮ ዝገብሮኦ እንተኾና ብፍላይ ናይ ዘመን ብምዃኑ ሓድሽን ተፈታዉን ዝገብሮ ዓይነት ጫማ እዩ።

እዙ ዶክተር ኣብይ ኅመድ ጠቅላይ ምንስተር ኢቲዮጲዮ ኣብ ዝተረኸበሉ ምስ ኣዳንጭ ኣበቤየ ናይ ኮሪደር ልመዓት ናይ ከተማዲሳ ኮሪደር ልመዓት ግምገማ እንዳግበሩ።

ምህርቲቤ ትምህርቲ ማለት ተምሃራይ ትምህርቲ ሓበሬታ ፍልጠት ዝቐስመሉ ማእዲ ማለት እዩ ኣብዙይ ኸዓ መምህር ንተምሃርኡ እንዳምሃረ የረከብ።

ጋዜጣ ማለት ብወዲ ሰብ ዝተፈለላዩ ሓበሬታት ዝረኽበሉ ፅሑፍዊይ ወረቐት እዩ ።ካብዙይ ዝተፈለዩ ሓባሬታት ዝተፈላለይ ፍልጠት ኽጭብጠሉ ዝኽእል ወረቐት እዩ።

ጠቕላይ ምንስተር ዶር ኣብ ዓኅመድ ፀሓፋ መደመር ትብል ኣዛኣርስታ መጽሓፍ እያ እዚኣ ኣብ ኰልተ ሽን ዓሣትሓደን ይተብኣ ምስአርትራ ብሓደ ኽሕወሳ ኸለዋ ፀሓፋ መጽሓፍ እያ።

እዙኣቶም ሞዲላት ወይ ከዓ ቕርፂ ናይ ክዳን ሓድሽ ፋሽን ዘሪኡ ሞዴላት እዮም ::

እዙይ ናይ እስጶር ማርከት ኣቕሐዮም እዞም ናይ ስጶር ማርከት ኣ ኸዓ ከም መጥበሲ ቦንበሊኖ መጥበሲ ሳንድዉጅ ንጥቐመሉ ባዲላ ይበሃል።

እዞም ኣብዚ ምስሊ እንርእዮም ወይከዓ እንዕዘቦም ዘለና ሕጊ ኣክበረቲ እዮም። ፍሉይ ሽሞም ከዓ ፍሉይ ሓይሊ ይበሃሉ።

እዙ ኅብረተ ሰብ ማኅበረ ሰብ ሥድረ ዘመልክት ዘሎ እዝ ኸዓ ኣቦ ኣዶ ምስ ዉላዶም ብሓ ኾይኑ ብሓደ ዓይነት ቅርፂ ኣካዳድና የመልክተናለ::

እዙ እስጶር ማርከት ኣትክልትን ፍራምረን ኣኅምልትን እዩ ።እዞም ኣትክልትን ፍራምረን ኣኅምልትን ከዓ ከምካሮት ፣ከሚደረ ፣ሽጉርቲ ሥላጣ ፣ቖስጦ ኣዛዕ መሶሉ እየ

እዙ ናይ ጽሕፈት መሣርሕ ኾይኑ ሕፃውንቲ ዘጥቆሙሉ ወይ ከዓ ሕፃውንቲ ንኽርድኦም ዘጥቆምሉ ዓይነት መጽሓፍ ወይ ከዓ ደፍተር እዩ።

መፋለጢ መፋለጢ ማለት ነገራት ወይ ከዓ ውፅአታት ነፋልጠሉ ከይድዩ ንኣብነት ኣብ ሓደ ኽባብ ድንቋን እንድኅርሃሊ ድንቋን ከም ዘለ ይኅብረልና ንኣብነት ሮበርት ዘበሃል ፍረሽ ዝኾነ ፁማው ከም ዘሎ ይፍለጥ።

ዓይነት ማዩእዝ ዓይነት ጫማእዝ ኸዓ መብዙሕቱኡ ጊዜ ደቂ ኣነስቲኦ እየን ዝመልስኦ ወይከዓ ዝገብሮ ፍሉይ ሹሙ ኸዓኒ እስፒል እንዳበላይ ጽውዐኦ ማለት እዩ።

እዚ ኣብ ምስሊ እንዖዞቦ ዘለና ፀሐይ ብምብራቅ በሪቃ ኣብ እዋኑ እትዓርበሉ ግዜ ኢና ንዕዘብ ዘለና። ሰለዚ ምዕራብ ፀሓይ ንዕዘብ ኣለና ማለት እዩ።

እዚኦም ዓይነታት ኣዕዋፍ ኾዮኖሞ ማለት እንስሳ ዘገዳም እዮም። ካብኡ ኸዓ ፍሉይ መፀዊዕዖም ኣብ ሰማይ ዝበሩ ሽላ እዮም።

ጋዜጣ ጋዜጣ ማለት ኻብ ወረቐት ዝተዳለዎ ኾይኑ፤ እዙይ ወረቐት እዙይ ከዓ ጽሑፍዊ እዩ። ከም ማኅበራዊ ሚድያ ኾይኑ የገልግል፤ ማለት ዝተፈላለይ ጽሑፋት በብጊዜኡ ዝወፁ ጽሑፋት ክንረኽበሉ ንኽእል ሓደ ወረቐታዊ ጽሑፍ እዩ።

እዙይ ዓይነት ጫሕማ ደቂ ኣንስትዮ ዝጐብርኦ ፍልሹሙ ኸዓኒ ስጲል ይበሃል እዝ ስጲል እዙይ ደቂ እንስትዮ ከም ቁመት መወሰኺ ዝትቖማሉ ዓይነት ጫማ እዩ።

ማኅበረ ሰብን ስድራ እዘንስ ድራ ዚአን ኣብ ገጠር ዝነብራ ኾይንን ካብኡ ኸዓ ዝደለዮ ዓይነት እኽሊ ይኹን ዝተፈላለዩ ነገራት ኣብ ርእሰን ተሸኪምን ናብ ዝኾነ ነገር ጕዕዞ ዝኸዳ ዘለዋ እየን።

እዙይ ጫማ እዩ ዓይነት ጫማ ኾይኑ ብፍሊሹሚ ኸዓ ሻራ እንዳተብሃለ ኣይጽዋ መውዙሕቱ ደቀ ንስትዮ ደቂ ተዉዕትዮ ሕገብርዎ ዘዂሉ ጫማ እዩ።

መስጊድ ማለት ተኸተልቲ ኃይማኖት እስልምና ጸሎት ዘጸሎትሉ ቦታ እዩ ተኸተልቲ ኃይማኖት እስልምና ናብ ኣምላኾም ጸሎት ዘውጽሕሉ ብሰግዱሉ ቦታ እዩ።

መንግሥቱ ኃይለ ማርያም መንግሥቱ ሃይሎ ማርያም ኣብ ኢቲዬጴያ ማለት ኣብ ሥርዓት ደርጊ ኣብ ዝነበሩሉ ጊዜ ዋና ኣብ መሓዳሪ ማለት ናይ ኢቲዬጴያ ጠቕላይ ምንስተር ከምዝነበረ ዝኅብር እዩ።

ስራሕ ማለት ኣብ ሕይወታዊ መነባብሮካ ትሰርሖ እዩ ንኣብነት ከም ኣብ ክሽነ ምሥራሕ ጸብኂ ዝተፈላለዩ ዓይነት ጸብሒ ምስራሕ እዩ።

ጋዜንሓጋዜን ማለት ኣብ በረኻ ትነብር ናይ በረኻ እንስሳ እያ ኣዙዩ ነዊሕ ክሳድ ዘለዋ ኣዚያ ዝነውሐት እየ።

እዚእን ተሽከርከርቲየን ዘንተሽከሕፈፍ እዚየን ከዓ መጕዓእዝያን ምትቀምለን መኪናየን ኅሊሹ መንቀዓ ምኒባስ እየን ዝበሃላ።

እዙ ኣርማ እዩ ወይ ከዓ ምልክት መለለይ እዩ እዝ ምልክት ዝኸዓኒ ናይ ምንስተር እቶት ወይ ከዓ ምንስተር ኣታዊ ናይ ኢቲዮጴያ ዝገልጽ ኣርማ እዩ።

ኣትክልትን ፍራምረን ዝሽየጠሉ ኣብዪ ድንኳን እዙይ ዝተፈላለዩ ኣትክልቲ ፍራምረ ዝሽየጠሉ ድንኳን እዩ ንኣምነት ከም መንጎ በነና ሽጕርቲ ብርጭቕ ዝኣመሰሉ ዝሽየጠሉ ዓብዪ ድኳን እዩ ።

ዓይነት ጫማ እዙይ ዓይነት ጫማ መብዙሐቱ ጊዜ ደቂ ኣንስትዮ ዝገብሮ እንተኾን ወይ ከዓ ዝመልሶ እንትኸውን ደቂ ኣንስትዮ ኢግረን ካብ ንፋስን ቊርን አሸኹን ዝካልኸለለን ዓይነት ጫማ እዮ።

እዙ መሣርሕ እዙይ ዘመናዊ መሣርሕ እንተኸውን ነገራት ንመቝረፂ እንጥቆመሉ እዩ ማለት ከም ኃጺን ጕንዲ ወ ከዓ ኦም መቝረፂ እንትቁመሉ ብኃይሊ ኤሌትሪክ ዝሠርሕ ማሽን እዩ::

እዙይ ኣብዚ ምስሊ እንዕዞቦ ዘለና ባህላዊ እንዳ ምግቢ ቤት እዩ። እዚ ባህላዊ እንዳምግቤት ከዓ ፍሉይ እንዳሰጋ ከሞ ዝኾነ የመልክተና ኣሎ ማለት እዩ።

እዝ ቤት ትምህርት እዩ እዝ ቤት ትምህርቲ እዝ ኸዓ ካልይ ቡርኪ ቤት ትምህርት እዩ። ተምሃሮ ናብ ቤት ትምህርቶም ንኽኣቱ ወረፋ ሒዞም ወይ ከዓ መስሪዕ ሕዞም እዩም ዘለው።

እዙ መሠረተ ልማዓት እዩ እዝ መሠረተ ልማዓት ዘኽዓኒ ብሓምሎዋይ ብቕርጽ ዘለዎ ኣትክልተ ተተኺሉ እዩ ዘለዉ።

ብዙይ ቤትንርቲ እዩ እዝ ቤትንህርቲ መኣድ ትንህርቲ መኣዲ ፍልጠት ሓበሬታ ዝርከበሉ ቦታ ማለት እዩ ተምሃሮ ምስ መምህራኖም እንዳንበብን ንዳዘተዩ ዘርከበሉ ኸባቢ ማለት እዩ።

እዚኣ ርካ እዛ ተሽከርካሪት እዚዓ ኣብዝ ሕጅ ዘመን ዝመጸት ብኤለክትሮንክስ ወይ ከዓ ብኤለክትሪክ እትጥቀም መብዙኃቱ ዝተካል እዙይ ንደቐንስት ኢሉ ዝሠርኃ ተሽከርካሪት ብኤለክትሪክ ሠርሕ ተሽከርካሪት ሞተር እያ።

ዶክተር ልያእታደሰ ናይ ኢቲጴያ ጥዕና ምንስተር ዋና ሓላፊት እያ ብዙኅ ኣብ ናይ ጥዕና እንዳነጠፈት ትርከብ ዶክተር እያ።

እዙይ መሣርሒ ጽሕፈት እዩ እዙይ መሣርሕ ጽሕፈት ዝዓ ተፈላለየ ኣቝሒት መሣሪ ጽሕፈት እየ ከም ኢርሳስ ቢሮ መደምሰስ ደፍተር ዝሙሱሉ መሣሕርት ጽሕፈት እዮም።

እዝ ቤቲ ምህርት እዩ። እዙ ቤት ምህርቲ ዘኸዓ ሕፃውንቲ ንዕድሜት ምህርቲ ዝኣኸሉ ተምሃሮ መምህሮም እንዳምሃሮም ይርከብ። ፍልጠት ዘረኽብሉ ሓበሪካ ዘቐስምሉ ቦታ እዩ።

እዝ ንግዲ ምትዕድዳግን እዩ እዝ ንግድን ምትዕድዳግን መብሕጡ ሰብ ኣብ ዕዳጋ እንዳተላወጥ እንዳገዘአ እንዕ ዘበልና እዙይ እኳ ኣቝሑት ናይገዛ እዮም።

እዝ ዕዳጋ እዩ እዝ ዕደጋ እዝ ኸዓ ናይ ኣትክልትን ፍራምረን እዩ ዘርአና ዘሎ ንኣብነት ከን በዓል ማንጎ ሎሚን ከም በዓሉ ወይኒ ብርጭቕ ማንጎ ዝኣመሰሉ ማለት::

ሕጊ ኣኽበርቲ ሕጊ ኣኽበርቲ ማለት ወዲ ሰብ ወይዓ ሕዝቢታት ናጽነቶም ኣወጃም ንኽነብሩ ዘሕግዙ ማለት ዝኾነ ይኹን እገርግር እንድኅርፊ ተፈጢሩ ዘረጋጕዑ ሕጊ ኣኽበርቲ እዮም።

እዙ ብህላዊ ኣሠራርን እዩ እዙይ ብህላዊ ኣሠራርሐ ቡን ኸም ጀበና ትኪ ዕጣን ዳተኪየ እዩ ዝገልጽ::

እዚ ኣብ ምስሊ ንሪኦ ዘለና ሱፐር ማርኬት እዩ። እዚ ሱፐር ማርኬት ከዓ ከም መፀባበቂ ንጥቀመሉ ከም መፀለሚ ፀጉሪ፣ ባዘሊና ቆርብትና ክንቀብኣሉ ንክእል ካብ ንፋስ።

እዙይ ናይ ብሮ ኣቕሓዩ ንወይ ከዓ ናይ ብሮ ኣቕዂትጥ እዮም ካብኡ ኸዓ ኰፍ መበሊ ተሽከካረ እምበር መቐመጢ ላፕቶፕ ወይ ከዓ ፐርሰናል ኮምፒተር እዩ።

እዚ ትራንስፖርት ተሽከርከርቲ እዩ ።እዚ ተራንስፖርት ተሽከርከርቲ ኸዓ ሕዝቢ ዝግልጋሉሉ እዮም ።ሕዝቢ ኸዓ ወረፋ ኂዞም መኪና ዝጽበይሉ እዩ።

ዕዳጋ ዕዳጋ ማለት ዝተፈላለዩ ነገራት እንረኽበሉ ወይ ከዓ ዝተፈላለዩ ነገራት እንገዛሉ እዩ ንኣብነት ከም ዕጣን እና እተፈላለዩ ናይ ድንኳን ሸቐጣ ሸቐጥ እንረኽበሉ ከባቢ እዩ።

እዙ እስጶር ማርከት እዩ እዝ ስጶር ማርከት ከዓ ዝተፈላለዩ ሽኮራዊ ነገራት ማለት ጥዑማት መቐረት ዘለዎም ሽኰር ዝበዝሖም ኸም ብስኩት ዝኣመሰሉ ዝሓዘ እዩ።

መስጊድ መስጊድ ማለት ተኸተልቲ ኃይማኖት እስልምና ዝሰግዱሉ ቦታ እዩ እዞም ተኸተልቲ ኃይማኖት እስልምና ማለት ሞስሊም ናብ ኣምላኾም ሥግዳኖም ወይ ከዓ ጸሎቶም ዘውጽሕሉ ቦታ ወይ ከዓ ሥፍራ እዩ።

ዘመናዊ ሕንፃ ዘመናዊ ሕንጻ ካብ ዝተፈላለዩ ነገራት ዝሥራሕእዩ ንእብነት ከም እምኒ ዝኣምስሉ ጃህያ ሓሾባ እና ተንዲኖን ዝሥራሕ መኖርያ እዩ።

እዝ ዝተፋለለየ ዓይነት ባትር እዩ እዘሐ ባትር እዙኡም ከዓ ንሞዋይል ንጥቆመሎም ማለትዩም ኣብ ኤለክትሮንክስ ዝተፈላለየ ዓይንታት ባትር እዮም።

እዝ ኣትክልትን ኣኅምልትን ናብ ዕዳጋ ቐሪቦም ከም ዘለዉ እዩ ዙሕብርሎ እዚኡም ከዓ ኸም ሓምሊ ኮሚደረ ካሮት ጥቕልል ጎማን ዝኣመሰሉ ኣትክልትን ኣኅምልትን እየም ::

እዙ እስጶር ማርከት እዩ እዝ ስጶር ማርከት ዝኸዓ ኸም ንሩዝ ዝኣመሰሉ ተደርዲሮም ከም ዘለዉ የመልክትና ኣሎ።

መሣርሕ ጽሕፈት ማለት ኣብ ቤት ጽሕፈት ንጥቆመሉ መሣርሕ እዩ ናእምነት ከም መቐስ ቢሮ ዕርሳስ ዝኣመሰሉ ኣብ ቢሮ ን ጥቆመሎም እዮም::

እዝ ጸጕሪቤት ናይ ደቅ ተዉዕትየ እዩ ።እዝ ጸጕሩቤት ናይ ደቂ ተውዕቲ ኸዓ እዝ ወዲ ጸጕሩ ተቐሪጹ ሽዑ ሓድሽ ቅርጽ ኸም ዝኾነ እዩ ።ዘኅብርናዘሎ፤

ናይ ገዛ ኣቕሑ ናይ ገዛቝኅ ማለት ኣብ ውሽጢ ገዛ እንትቆመሎም ንኣብነት ከም መቕድሕ ማይዝኣ ሞሰሉ ማይ ክንቀድሐሎም ማይ ክንሰት የሎም ንኽእል እዮም::

ወይን ኣልኮላዊ መስተ ኾይኑ ንአእሙሮኻ ዝጐድእ እዩ።

እዙ ርትእዩ እስፖርታው ውድድር እዩ እስጶርታዊ ድደር ዝ ኸዓኒ ብኣብ ኢቶብያ ዓብዪ ጕያ ኢቲብያ ብናያ መህርና ኣትሌት ኣሣየት ኣየችው ኣሸናፊ ከም ዝኾኑ እዩ ዝኅብር ዘሎ።

እዚ ንግድን ምትዕድዳገን እዩ እዝ ንግድን ምትዕዳግን ከዓኒ ባህላዊ ክዳናት ደቀ ኣንስትዮ እዩ እዝ ክዳን እዝ ኸዓኒ ህላዊባ ኾይኑ ቀምሽ መውዛሕቲኡ ኸዓ ኣብ ከባብ ራያ ዝገብሮ ቐምሽ እዩ።

እዙ ናይ ስፖር ማርከት ኣሃዩ ዝናይ ስፖር ማርከት ሓዚ ኸዓ ሽኮራዊ ብ እዩሽኮራዊ ብጣዕሚ ጣዕሚ ዘለዎ ሽኮራዊ ብሽኩት እዩ::

ዓይነታት መስተ እዝ ዓይነት መስተ እዙይ ኣልኮላኦ መስተ ቢራ እዩ እዙ ኣልከላኦ መስተ ቢራ እዙ ካብ ቦቕልን ጐሾን ሥራሕ ዝተፃረየ ኣልከላዊ መስተ እዩ::

ብደረቕን ብፈሳስን መካፈሊ ናይ ሳምና ዓብዪ ድንኳን እዩ እዝ ማለት ብኣብዝሓ ሳምና ዝተፈላሉ ይዓይነት ሳምና እንረኽበሉ ዓብዪ ድንኳን እዩ።

እዝ ማኅበረሰብን ሥድራን እዩ እዝማኅበረ ሰብን ሥድራን ከዓ መንነቶም ባህሎም ኣካዳድኖም ዝገልጹል እዮም ንእብነት ዝተካህዳትና ተኸዲኖም ዘለዋ ኸዓ ጥልፍ ይበሃል ባህላዊ ኽዳን ጥልፊ::

መጋየጽን መማላኽዕን እዙ መጋያጽን መማላኽዕን ሰብ ወይ ከዓ ወዲ ሰብ ኣብገፁ ዝኾነ ዓይነት ፈጸጋ ወይ ከዓ እምፍርር ዝብል ወፂይዎ ኮይኑ ንእኡ ንምጥፋ ዝጥቁመሉ መጋያፂ እዩ ፍልሹሙ ኸዓ ዕርዲ ይበሃል::

እዙይ መጋያጽ እዩ ወይ ከዓ መማላኽ እዩ እዙይ መማላኽ እዝ ኽዓኒ ኣብ መዓልቲ ውልደት ደቂ ሰባት ከም መጋያጽ ኾይኑ ዘገልግል ዲኮር::

ህበይ እንስሳ ዘገዳም እያ እዛ እንሳ ዘገዳም እዚኣ ኣብ በረኻ እትነብር ማለት ብሓደ ሥድራ ኣብ ሓደ ዕስለ እትነብር ናይ በረኻ እንስሳ እያ::

እዙ መጊያፂ ወይ ከዓ መማላኽዒ እዩ እዝ መማላኽዒ እዝ ኸዓኒ ደቀን ስትዮ ኣብክሳደን ኣብ ኢደን ኣብ ኣፃብዖተን ዝጐብርኦ ማለት እዩ።